ኣብ ሃገራት ኣውሮፓ ዘለዋ ዓበይቲ ክለባት ናይ ምድብ ፀወተኣን ዘካይዳሉ ማዓልቲ ይሕብር።

ብጣዕሚ ዘሕዝን ነገርን ዝተፈላለየ ዓይነት መካይንን ባጃጃትን ነዳዲ ንምምላእን ተራ ሒዘን ደው ኢለን ይርከባ። ግን ድማ ምንም ዓይነት ነዳዲ ከም ዘየለ ፅሑፍ ተፃሒፉ ይርከብ።

እዚ ምስሊ ማይ መንጫዕጫዕታ ኮይኑ ካብ በሪኽ ቦታ ዝወርድ ማይ እንትኸውን ንመስኖን መብራህትን ይጠቅም።

እዚኣ ምን ዓይነት ናይ ምራት ኃይሊ ዘይድልያ ምስፈይት ግዳን ኮይና ሰፈይት ኽዳን ብእግሮም እንዳረገጹ ዘፈላለዮ ዓይነት ግዳውንቲ ዝሰፊላ ምስፈይት ግዳን መሣርሒት እያ።

እዚ ገዛ እዚ ካብ ጉንድን ሳዕር ብምቅንጃው ዝስራሕ ኮይኑ ጎጆ ዝበሃል ኮይኑ ኣብ ደቡብ ኢትዮጵያ ይርከብ።

ኮካኮላ ዝፀዓነት መኪና ትረኣ። ኣብ ምርጋፍ ከዓ ይርከቡ።

እዚኦም ኣብ ወሰን ባሕሪ ዘላ ሓንቲ መርከብ ተኣኪቦም ኮፍ ዝብሉ ስደተኛታት እንትኾኑ ኣብ ዙርያ መለሽ ድማ ናይታ መርከብ ሓለፍቲ እና ምክልኻል ሃገረ ሰራዊት ይርከብዎም።

እዚኦም ኣብ ገዛ እንጥቀመሎም ዓይነት ጫማ እንትኾኑ እግርና ማይ ክንሕፀብ ከለና እንገብሮ ዓይነት ጫማ ወይ ድማ ዝተወልወለ ገዛ እንረግፆ ዓይነት ጫማ እዩ።

እዚኦም ንክትሪኦም ኣዝዮም ደስ ዝብሉን ዘገርሙን ዓይነትን ትኩላት እምኒ እዮም። ኣብ ባይታ ድማ ዝወደቁን ዝተፈላለዩ ዓይነት እምኒ እቶም ደው ዝበሉ ድማ ብመስርዕ ደው ዝበሉ እዮም ዝመስሉ።

እዚኣ ኣብዚ ዘመን እዚ ካብ ዝመፀት ሓደሽቲ ምዕባለታት እንትከዉን ኣብ ሓደ ሙቀት ዘለዎ ቦታ ወይ ድማ ኣብ ሓደ ቤት ፅሕፈት ሙቆት ንከይፍጠር እናተሽክከርከረት ሙቆት እተዉግድ መሳርሒት እያ።

እዚ ምስሊ በዓል ስልጣን መንግስቲ ኢ/ያ እዩ ኣብ ኢዱ ድማ መጋዊሒ ድምፅን ዘመናዊ ላፕቶፕ ሒዙ ይርከብ።

እዚኣ ግዝፋ ዕብይ ዝበለት እትንቀሳቀስ ምስሊ ኣብ ውሽጣ ዝሓዘት ዓይነት ዘበናዊት መሳርሒት ኮይና ያው ንመዘናግዒ እንጥቀመላ ዓይነት ዘበናዊት መሳርሒት እያ፡፡

እዚ ዓለም ለኸ መድረክ ናይ ደቂ አንስትዮን ደቂ ተባዕትዮን ውድድር አብ ዝካየደሉ ቦታ ሓንቲ ጓል አንስተይቲ አብ መድረክ ወፂአ ብዛዕባ እቲ እስፖርት መግለፂ እንትትህብ ዘርኢ ምስሊ እዩ፡፡

እዚአን ኣብ ወፃኢ ዓዲ ዝርከባ መብዛሕቲኡ ግዘ ንሓደጋ ግዘ እንጥቀመሉዓይነት መካይን ኮይነንዝለዓለፍጥነት ዘለዎንዝለዓለድማ ናይ ምድያብ ክእለት ዘለዎን ሓደጋ እንትፈጠር ቀልጢፈን ዝበፅሓ ዓይነት መካይ እየን::

እዚ ኣብ ክፍሊዓለም ኣውሮፓ ሃገር እንግሊዝ ዝርከባ ዝተፈላለያ ጋንታታት ዝፃወታሉ ሰዓትን ዕለትን ዝገልፅ መፋለጢ እንትኸውን እቶም ፀዋታታት ኣብ ምንታይ ቦታን ክንደይ ሰዓትን ከም ዝካየደሉ ብንፁሪ ይገልፅ።

እዚ ዝተፈላለዩ ዓይነት ሕማማት ዝሕከምሉ ናይ ሕክምና ጥዕና ጣብያ እንትኸውን ኣብ ውሽጡ ድማ አምቡላኑስን ጥኑሳን ሓራሳትን ከምኡ ውን ብኣስቸኳይ ሕማም ዝሓመሙ ሰባት ንምንቅስቃስ ዝጠቅም መኪና ሒዙ ይርከብ፡፡

እዚኣ አፋ ብልሕ ዝበለ ኣብ ዓበይቲ እፅዋት ኣፍሪካ እትርከብ ዓሌታት ኣዕዋፍ ሓንቲ ኮይና ኣብ ዝባን ዓብዪ ኦም ኮፍ ኢላ ዝብልዕ እናቋመተት ትርከብ።

አዚኦም ንክትርእዮም ኣዚዮም ደስ ዝብሉ ሕብሮም ቀያሕቲ ጫማ እንትኮኑ ሸታሕ ኢልካ ንከይትወድቅ ብፍላይ ድማ ኣብ ጭቃ ቦታታት ረጊፅካዮ ክትከይድ ብጣዕሚ ሙችዋት ጫማታት እዮም፡፡

እዚኦም ብርክት ዝበሉ ሓደ ዓይነት ክዳን ዝተከደኑመክበርቲ ፀፀታ ሰባት እንትኾኑ ፀፅታ መክበሪ ዝሕግዞም መሳሪሒ ድማ ሕድሕድ ኣብ ኢዶም ሒዞም ይርከቡ።

አብ ሂወተይ ሪኤያ ዘይፈልጥ ብጣዕሚ ትገርም ዒፍ ግልግሊኣ ኣዐርዩ ነዊሕን ክሳዳ ድማ ሰማያዊ ዓይነት ኮይና ብጣዕሚ ደስ ትብልን ተብሃጊትን ዒፍ እያ።

ገልገል ግቤ ግደብ ንኢትዮጵያ ናብ ዝለዓለ ብራከ ሓፍ ካብ ዘብሉ ግድባት ሓደ ኮይኑ ንዓይ ብጣዕሚ ኣዝዩ ደስ ዝብለኒ ግድብ ኢትዮጲያ ሃገርና ብኤሊክትሪክ ሓይሊ ዝማዕበለት ንክትከዉን ዓርዩ ዝሓገዘ ግድብ እዩ ።

እዚኣ ኣብ ከተማ ኣዲስ ኣበባ ትርከብ ናይ ከተማ ኣዲ ኣበባ ኣማሕዳሪት እንትከዉን ኣብ ከተማ ኣዲስ ኣበባ ዝርከቡ ብምፍራስ ናይ ድካ ገዛዉቲ ብምፍራስ እትፍለጥ ድክምቲ መራሒት እያ።

ብጣዕሚ ደስ ዝብልን ዝፈውትዎን ናይ ዓድና ባህሊ ቡዝሓት ሰባት ኣብ መሶብ እንጀራ ቀሪቦም እቲ ፀብሒ ድማ እንቃቆሖ ስጋን ዝተሓዎሶ ፃዕዳ እንጀራን ብጣዕሚ ደስ ዝብል ኣመጋግባ እዩ::

እዚኦም አብ ሃገር ኢትዮጵያ ካብ ዝርከቡ ፍልይ ዝበሉ ብስልጠና ዝተፈለየ ዓይነት ስልጠና ዝሰልጠኑ ዓይነት ናይ ሃገር ምክልካል እንትኽኑ ፤ አብ ሓደ ቦታ ድማ ናይ ሃገር ምክልካል ምርኢት እናረአዩ ይርከቡ።

እዚ ብጎኑና ብታሕቱ ካብ ሓፂን ዝተሰረሐ ኮፍ መበሊ ወንበር እንትከውን ኣብ ጎና ድማ መቀረቢ መኣዲ ጣውላ ኣለዎ።

እዚአን መጀመርያ ዝመፃ ዓይነት ተንቀሳቓሲ ስልኪ እንትኾና ብኢድካ እንዳጠወቕካ ዝሰርሓ ተንቀሳቓሲ ስልኪ እየን። ኣብዚ ሕዚ ሳዓት ድማ ስርቂ ኣብ ዝበዝሕሉ እዋን ደጊምና እዚአን ንምግዛእ እናተገደድና ንርከብ።

እዚኦም ናይ ቀደም ኣቦታትና ካብ ጎቦ ድራ ብሓራምዝ ፂዒኖም ናብ ኣክሱም ኣምጺኦም ከም ዝተከልዎም ዝንገሩ ዝተፈላለየ ዓይነት ቁመት ዘለዎም ዝገርሙ ሓወልቲታት ናይ ትግራይ እዩ።

እዚኦም ብሓፂን ዝተሰርሑ ዝተፈላለዩ ዓይነት አብ ክሳድ ዝእሰሩ ዓይነት ማዕተብ እንትኾኑ ገዚእኻ ብዉህብቶ መልክዕ ንሰብ ንምሃብ ብጣዕሚ ዝምረፁ ዓይነት ዉህብቶ እዮም።

እዚኦም ብርክት ዝበሉ መናእሰይ ዝተኣከቡ ኮይኖም ኩሎም ድማ ከፍ ኢሎም ወይ ድማ ክርሙይ ኢሎም ከፍ ዝበሉ ኮይኖም ገሊኦም ገፆም ሸፊኖም ገልይኦም ድማ ፀሊም ክዳውንቲ ገይሮም ኣብ ሓደ ተኣጊዶም ከፍ ኢሎም ይርከቡ።

እዚ ዝተፈላለዩ ዓይነት ዕዮታት ብጉጅለ ይኹን ብውልቀ ሰሪሕና ኣብ ውሽጢ ላስቲክ ኣእቲና ብፅርየትን ብጥንቃቐንን ንምቕማጥ ዝጠቕመና ዓይነት መጠረዚ እዩ::

እንጠጦ ኣብ ዝበሃል መዘናግዒ ቦታ ክልተ ሰባት ኣብቲ መዘናግዒ ኮፍ ኢሎም ንሓንቲ ዳይታ ኣብቲ በዓል ኣርባዕተ ተሽከርካሪ መኪና ድማ ኣብ ድሕሪታ ተሽከርካሪ ጎማ ፅዒና ኣብኡ ደው ኢላ አላ።

እዚ ብጣዕሚ ናይ መርዚ ትሕዝቶ ዘለዎ አልኮሊዊ መስተ እንትኸውን ብዝሕ ዝበለ እዙይ እንተሰቲካ ድማ ስጋካ ዝቆራርፅ ብጣዕሚ ሓያል አልኮል ዘለዎ መስተ እዩ ።

እዚኦም አብ ሓደ ባህሊ መድረኽ ናይ ኢትዮጵያ ተረኺቦም ናይ ባህሊ መድረኽ ዘሕልፉ ሰባት እንትኮኑ ወቃዕቲ ክራር ሳዕሳዕቲ ኸምኡ ዉን ሓደ ደዉ ኢሉ ዘንጨብጭብ ሰብአይ ይርከቦም ።

እዚአ ካብዘን ነዋሕቲ ዓይነት ተሽከርከርቲ ናይ ሰብ መጓዓዝያ እንትትከውን ስማ ድማ ሃዲድ ባቡር ትበሃል፡፡ አብ መሬት አብ ተነፀፈ ሃዲድ እትከይድ ነዊሕ ርሕቐት እትጓዓዝ ዓይነት መጓዓዚት እያ፡፡

እዚአን ናይዚ ዘመን እዚ ሓደሽቲ ዝመፃ ተንቀሳቀስቲ ስልኪ እንትኾና ዳታ ይኩን ዝተፈላለዩ ዓይነት አገልግሎታት ብቀሊሉ ንምርካብ ዝሕግዛ ፈጣናት ናይዚ ዘመን እዚ ዉፅኢታት እየን ።

እዝ ኣብ ዋና ኸተማ ኢትዮጵያ ዝርከብቲ ናይ ኢቲጴያ ዝዓበየ ናይ ዕደጋም ኣኸል እንትኸውን ኣዙየም ንዋሕትን ንኣይ ብዓይነቶም ደስ ዝብሉን ሕንጻታት ዝኃዘን ዝወነነን እዩ

ላዕለዋይ መራሒ ናይ ኢትዮጵያ ኣብይ ኣሕመድ ሓደ ናይ ኣቨካዶ ሸቀጣ ሸቀጥ ዝቅመጠሉ ቦታ ንምርካብ ንሓደ ኣብ ክእለታት ዝተቀመጠሉ ቦታ ጎብንዩ ኣሎ ።

ብጣዕሚ ኣገደስቲ ሰባት እዚኣቶም ኣሸከርከርቲ ሕልፊ ንከይፅዕኑ ካብ መጠን ንላዕሊ ንከይሽከርክሩ ከምኡ ውን ዘኣመሰሉ ነገራት ዝቆፃፀሩ ሰባት እንትኮኑ ንሃገርና ኣገደስቲ ሰባት እዮም ።

እዚ ኣትክልትን ፈረምረን ኣብ ደገ ዝሽየጥሉ ዕዳጋ እንትከዉን እቶም ኣትክልትን ፈረምረን ጸሓይ ዝወቀዖም ብምካኑ ንጥዕና ተስማዕማዕቲ ኣይኮኑን፤ እዚ ድማ ክስተካከል ዘለዎ ደስ ዘይብል ስራሕ ናይ ኢትዮጵያ እዩ።

እዚ ኣብ ወፃኢ ዓዲ ዝርከብ ናይ ኣሕምልትን ፍረ ምረን ዓብዪ ሸቀጣሸቀጥ እንትከዉን ብዝሕ ዝበለ ሰብ ድማ ኣብቲ ቦታ ተረኪቡ እንዳ ዓደገ እንዳ ሸጠን ይርከብ ።

ዓብዪ ሓጎስ ዝፈጥር ዓይነት ስራሕ ሓንቲ ጓል ኣንስተይቲ ኣብ ዓዉዲ ማለት እክሊ ቐውዒ ብሰፍኢ እናዝረወት ትርከብ እዚ ድማ ርክብ ባህሊ ስራሕ ናይ ዓድና መግልፂ እዩ።

እዚአም ዝተፈላለዩ ዓይነት ሕብሪ ዘለዎም አብ ክዳን መሸጢ ሸቀጣሸቀጥ ተዘርጊሖም ዝርከቡ ዓይነትታት ክዳውንቲ ኮይኖም መሪፅካ ደስ ዝበለካ ንምግዛእ ዝተፈላለዩ ዓይነታት መማረፂ ዝሓዘ ዘለዎም ክዳውንቲ እዮም።

እዚ ብናይዚ ዘመን እዚ ሓዱሽ ኣሰራርሓ ዝተሰርሐ ካብ ሓፂር ቦታ ናብ ብርኽ ዝበለ ቦታ ድይብ ኢልና ዝኮነ ኣቕሓ ንምውራድ ወይ ንምስቃል እንጥቀምሉ ዘመናዊ መሳርሒ እዩ፡፡

እዛ ጀልባ ኣብ ሓደ ባሕሪ እናተጉዓዘት ብዙሓት ተሳፈርት መሊኣ ብዙሓት ተሳፈርቲ ድማ ኣብቲ ዉሽጢ ባሕሪ ተደርብዮም ይርከቡ ከምዚ ዝበለ ስደት ከብቅዕ ኣለዎ።

እዚኣ ኣብ ኢ ትዮጽያ ዘሎ ቃላይ እትርከብ ጃልባ ኮይና ካብ ቦታ ናብ ቦታ ንምጉዕዓዝ ወይ ድማ ዓሳ ንምዝፋፍ ከምኡ እዉን ቦታታት ንምጉብናይ ትጠቅም ጀልባ እያ።

እዚ ኣብ ሓደ ዓብዩዪከተማ ዝርከብ ኬክ ዝሽየጠሉ ሸቀጣሸቀጥ እንትከውን ብርክት ዝበሉ ሰባት ድማ ናብቲ እንዳ ሸቀጣሸቀጥ ኬክ ንምግዛእ እንዳኣተውን እንዳወፁን ይርከቡ።

እዚኦም ናይ ሓንቲ ዓዲ ምክልካል ሃገር እንትኮኑ ኣብ ርእሶም ድማ መከላከሊ ውግእ ዝከውን ኣቅሓ ዝገበሩ ኣብ ቀቅድሚኦም ድማ ነናይ ሕድሕዶም መውጊኢ ጦር ዝሓዙ እዮም፡፡

እዚ ኣብ ከተማ ኣክሱም ዝርከብ ብሃፄ ሃይለስላሴ ዝተሃንፀ እንዳማርያም ቤተክርስትያን እንትኸውን በቢ ዓመቱ ሕዳር ዒስራን ሓደን ካብ ዝተፈላለዩ ክፋላት ኢትዮጵያ ብዙሕ ሰብ ብምምፃእ የክብሮ።

እዚአ ደስ ትብል ናይዚ ዘመን ዚ ቴክኖሎጂ ኮይና ዝተፈላለዩ ዓይነት ፅንጨይቲ ብፍላይ ድማ ሩሑስን ከም ድላይና አብ ዝደለንዮ ቦታ ቆራሪፅና ንምቅማጥ ዝጠቅም መሳርሒት እያ።

እዚ ናይ ኣፍሪካ ሕብረትን ኣርማ እንትኸውን ሃገራት ኣፍሪካ ብሓደ ሓቢረን ናብ ልምዓትን ናብ ዲሞክራስን ዝግስግሳሉ ምልክት እዩ።

እዚኦም ዝተፈላለዩ ዓይነት ኣብ ክሳድ ዝንጥልጠሉ ናይ ልቢ ቅርፂ ዘለዎም ማዕተባት እንትኾኑ ዝተፈላለዩ ፍቑራት ድማ ነፍቃሪቶም ከም ውህብቶ መልኽዕ ዝህብዎም ዓይነት ማዕተብ እዮም።

እዙይ ብናይዚ ዘመን ሓዱሽ አሰራርሓ ዝተሰርሐ ዓይነትት ካራ ኮይኑ ሽጉርቲ ንመከትከቲ ከምኡ እዉን ስጋ ንመቁረፂ ንዝተፈላለዩ ዓይነት መቁረፂ ክንጥቀመሉ ንክእል ንምሓዙ ምቹው ዓይነት ካራ እዩ።

እዚኦም ኣብ ዝተፈላለየ እዋን ዝተሰኣልናዮም ደረቕ ስእልታት ኣብ ውሽጦም ኣእቲና ንምቕማጥ ዝጠቕሙ ዓይነት ቤትሮታት ኮይኖም ስእሊ ንከይበላሾን ንከይረስሕን ብደንቢ ተጠንቂቕና እንቅምጠሎም መሳርሕታት እዮም፡፡

እዚ ኣብ ኢትዮጵያ ንመበል 24 ጊዜ ዝተኻየደ ዓብይ ጉያ እንትኸውን ብዙሕን ብርክት ዝበሉ ሰባት ድማ ቆፅለዋይ ሕብሪ ዝዓይነቱ ኽዳን ተኸዲኖም ኣብቲ ጉያ እንዳተሳተፉ ይርከቡ።

እዚ ስሙ ዳሸን ኢሉ ናይ ዝሰመየ ባንኪ መፋለጢ መፍለዬ እንትኸዉን እቲ ተካል ኣበየናይ ቦታ ከምዝከፈተ ዝገልፅ መፋለጢ እዩ።

እዚ ብጣዕሚ ደስ ዝብል ብዓል ሰለስተ ደብሪ ገዛ እንትከዉን ጎኑ ብቀይሕ ሕብሪ ዝተለመፅ መስትያቱ ድማ ብጣዕሚ ዘብለጭልጭ መስትያት ዝተገጠመሉ ዓይነት ገዛ እዩ ።

እዚኦም ብተለምዶ ኮንደሚኒየም እናበልና እንፅውዖም ናይ ሓባር መንበሪ አበይቲ እንትኮኑ አብዚ ሕዚ ሰዓት ንምስርሖም ይኩን ንምግዘኦም ብጣዕሚ ከበድቲን ልዑል ወፃኢ ዝሓቱ ዓይነት ገዛውቲ እዮም፡፡

ሓንቲ ጻዕራም ሰበይቲ ኣብ ክሻ ዘርጊሓ ዝተፈላለዩ ዓይነት ኣሕምልትን ፍረ ምረን ከም ጉዕ ሽጉርቲ ካልኦት ዝመሳሰሉ ነገራት ዘርጊሓ እንዳሸጠት ትርከብ።

እዚኦም ዝተፈላለዩ ዓይነት መፋለጢ ናይ ተሓቲሙ ናብ መምበብቲ ዝቐርቡ መፅሓፍቲ መፋለጢ ኮይኑ ክልተ ሽሕን ዓሰርተ ሰለስተን ተሓቲሙ ንመንበብቲ ዝበቕዐ መፅሓፍቲ ዝተዘርገሐ ወይድማ ዝተፈልጠሉ ዓይነት መፋለጢ እዩ።

እዚኦም ክትሪኦም ደስ ዝብሉ ናይ ወርቂ ዓይነት ዘብለጭልጭ ሕብሪ ዘለዎም ክልተ መጋየፅታት ኮይኖም እቲ ሓደ ብናይ ልቢ ቅርፂ እቲ ሓደ ድማ ብናይ ክቢ ቅርፂ ዝተሰርሑ ኣብ ክሳድ ዝንጥልጠሉ መጋየፅታት እዮም ።

ንክትርእዮ ኣዝዩ ደስ ዝብል ንባህልናን መንነትናን ዝገልጽ ዓይነት ኣቀማምጣ ናይ ቡና ዝተፈላለዩ ዓይነት ስፈ ብላካ ዝተሰፈዩን ከምኡ ዉን መሽረፈታት ዝርከብዎ እዩ።

ሓደ ነዊሕ ሰብኣይን ሓንቲ ጎርዞ ጓልን ምስ ሓደ ጽቡቅ ወዶም ደዉ ኢሎም ናይ ኢትዮጵያ ኣከዳድና ባህሊን ዝገልጽ ዓይነት ክዳን ተከዲኖም ደው ኢሎም ይርከቡ።

እዚ ሓደ ናይ ብሄረሰብ ሲዳማ ኣቀማቅማ ፀጉሪ እና ኣከዳድና ክዳን ዝተከደነ ዓይነት መንእሰይ እንትከዉን ፀጉሩ ብጣዕሚ ሰንቲርዎ ኣብ ክሳዱ ድማ ዛዕጎል ዝመስል ማዕተብ ኣሲሩ ይርከብ።

እዚ ዝተፈላለዩ ዓይነት መደቀሲ ምንፃፋት ዝሽየጠሉ እንዳ ሸቀጣሸቀጥ እንትኾን ብርክት ዝበሉ ሰባት ድማ ዝተፈላለዩ ዓይነት ምንፃፋትን እናጠየቁን እናገዝኡን ይርከቡ ።

እዚ ናይ መብራህቲ ኮረንቲ ወይ ድማ ብርትዐ ሓይሊ መብራህቲ ንምቁፅጻር ንጥቀመሉ ገንኢ እንትከዉን ኣብ ሓደ ናቁጣ ናይ ዝርከቡ ናይ ገመድ መብራህታት ንምቁፅጻር ይጠቅመና ።

ብጣዕሚ ደስ ዝብል ተዘክሮ እዩ ሓንቲ ሰበይቲ ሓዊ እንዳንደደት ኣብ ሓደ ገዛ ድማ ጭቃ እንዳኣፅበረት እቶን እንዳለመፀት ትርከብ አተዓባብያና ነዙይ ስለ ዝመስል ደስ ዝብል ተዘክሮ እዩ::

ዶክተር ደብረፅዮን ኣቦ ወንበር ህወሓት እንትከዉን ኣብ ትግራይ ኣለዉ ካብ ዝበሃሉ ምሁራት ሓደ እዩ ኣብዚ ሐዚ ሰዓት ድማ ናይ ትግራይ ፖለቲካ ንምስትክካል ብዙሕ መስዋእቲ ዝከፍል ዘሎ መራሒ እዩ።

እዚኣ ብዓብይ ቅርፂ ኾይኑ ኣብ መንደቕ እትልጠፍ ናይ መንደቕ ሰዓት ኮይና ብንእሽተይ ቅርፂ ድማ ኣብ ኢድ ውን ትእሰር ዓይነት ሰዓት እያ። ኣብ ውሽጣ 3+ ሕንፃፅ ማለት ጊዜ ዝሕብሩ ዘለውዋ ዘዋሪት ሰዓት እያ።

ኣብዚ ሓፂን ብርክት ዝበሉ ደርሆታት ተኣሺጎም ይርከቡ። እዚኦም ድማ ንዝተፈላለዩ መንግድን ንኣውደኣመታት ካብ ሓደ ቦታ ናብ ሓደ ቦታ ኣንቀሳቂስካ ሒዝካ ንምሻጥ ዝጠቅም ዓይነት መሳርሒ እዩ።

እዚኦም ካብ ቆዳ ዝተሰርሑ ደስ ዝብሉ ዓይነት ጫማ ኮይኖም መብዛሕትኡ ግዜ ድማ መርዓዊ ኣብ መርዕዑ ዕለት ዝገብሮ ዓይነት ጫማ ወይ ድማ ተምሃሮ ክምረቁ ከለዉ ዝገብርዎ ዓይነት ጫማ እዩ።

እዚ ካብ ዓብዩ ኦም ፀሪብካ ብናይ ቆርበት ኣልፊዕካ ሸፊንካ ረቢብካ ዝስራሕ ነጋሪት እንትከውን ኣብ ቤቴክርስትያን ድማ ሊቃውንቲ ዝጥቀምሉ መሳሪሒ እዩ።

ሓንቲት መምህር ኣብ ሓደ ክላስ ብግቡእ ተምሃሮኣ እንዳምሃረትን ሕቶ ሓቲታቶም እቶም ተምሃሮ ድማ ብዝገርም ኩነታት ኩሎም ኢዶም ኣውፂኦም ንምምላስ ተዳልዮም ይርከቡ፡፡

እዚ ብሓፂን ዝተሰርሐ ነዊሕ ዓይነት ሓፂን ኮይኑ ንምቁፅፃር ንጠቕመሉ ድማ ገመድ ኤሌክትሪክ ካብ ቦታ ናብ ቦታ እንትመሓላለፍ ኔትዎርክ ናይ ሓንቲ ዓዲ ንምቁፅፃር ዝጠቅም ዓይነት ነዊሕ ስልኪ እዩ፡፡

እዚ ኣብ ወሰን ሓደ ዓብዪ ከተማ ዝርከብ ናይ ጥረ ስጋ ዝሽየጠሉ ድንኳን እንትኸውን ኣብ ውሽጡ ድማ ዘይተጠበሰ ስጋ፣ ከምኡ ውን ዝተፈላለዩ መስተታትን፣ ዝተፈላለዩ ምግብታትን ከም ዘለውዎ ዝሕብር ኣብ ርእሲኡ መፋለጢ ኣሎ።

ንክትበልዖ እዝዩ ደስ ዝብል ምግቢ ብርክት ዝበሉ ሰባት ኣብ ሓደ መኣዲ ተቀሪቦም እንጀራ ብፀብሒ እንዳበልዑ ይርከቡ ። እዚ ንባህልናን ንክብርናን ዝገልፅ ደስ ዝብል ስራሕ እዩ ፡፡

ብሓዕሚ ደስ ዝብል ነገር ብዙሓት ዕድሚኦም ካብ ዓሰርተ ክልተ ክሳብ ዓሰርተ ሓሙሽተ ዝኾኑ ተምሃሮ ኣብ ሓደ ፅርየቱ ብዙሕ ዘይኮነ ክላስ እንዳተምሃሩ ግን ድማ ደስ ዝብል ኣእምርኦም ብሩህ ብዝኮነ ኩሎም ደስ ኢልዎም ኢዶም ኣውፂኦም ሕቶ ንምምላስ ተዳልዮም ይርከቡ ።

አዚእነ ናይ ዶቡ ኢቶጲያ ማሕብረሰብ ኣካዳዲና ዝተከደና ሸዲሸተ ደቅ ኣኒስትዮ እኒትኮናእታ ሓኒት ዓባይ አተነ ዝተረፋ ሓምሕተ ዲማብጠዕሚ ኣናእሽተይእየነ ዘለዋ፡፡

እዚኦም ደቂ ኣንስትዮ ኣሕዋትና ዝጥቀማሎም ዝተፈላለዩ ዓይነት መጋየፅታት እንትኾኑ ገሊኦም ኣብ እዝኒ ፣ገሊኦም ኣብ ኣፍንጫ፣ ገሊኦም ድማ ኣብ ላዕለዋይ ክፋል እዝኒ ዝንጥልጠሉ ዓይነት መጋየፂታት እዮም።

ሓደ መምህር ፅሬቱ ኣብ ዝሓለወ ክላስ ብርክት ዝበሉ ተምሃሮ እንዳምሃረ ይርከብ፡፡ እቶም ተምሃሮ ድማ ብትብዓት ይከታተሉ ኣለው፡፡ እቲ መምህርን እቶም ተምሃሮን ኩሎም ድማ ናይ ኣፍ መሸፈኒ ዝገበሩ እዮም፡፡

ቁፅሮም ኣዝዮም ብዝሕ ዝበሉ ማሕበረሰብ ሙስሊም ናብ ሓደ ቦታ ናይ ሓደ ሙስሊም ማሕበረሰብ ኽብረ በዓል እንዳኽበሩ ይርከቡ። ኩሎም ድማ ሙሉእ ክዳን ተኸዲኖም ንሙስሊም ዝግለፅ ኩነታት በዓል እንዳብዓሉ ይርከቡ።

እዚ ደስ ብዝብሉ ኣትክልትታት ዝተከበበ ሓድነት መዘናግዒ ኮይኑ ኣብቲ ዉሽጢ መዘናግዒ ድማ ዝተፈላለዩ ዓይነታት ዕምበባታት ደስ ዝብል ቦታን ይርከቦ ክትዘናግዐሉ ኣዝዩ ስሓቢ እዩ።

ኣብ ሓደ ቤት ትምህቲ ዝተፈላለዩ ዓይነታት ወንበር ናይቲ ቤት ትምህቲ ኣብ ደገ ሳዕሪ ዝበዝሖ ቦታ ወፅዩ ይርከቡ ካብ ተምሃሮ ድማ ነቲ ወንበር እናተሸከሙ የእትዉዎ ኣለዉ ።

እዝይኦም ኣብ ሓደ ዓብይ ከተማ ዝተፈላለዩ ዓይነት ሸቀጣ ሸቀጥ ዘለዎም ድንኳናትን ሸቀጣ ሸቀጦምን እንታይ ዓይነት ኣቁሑት ከምዝሓዘ ዝገልፅ መፋለጢ ዓይነት ኣብ ሕድ ሕድ በሮም ዘርጊሖም ይርከቡ።

እዚ ክሳብ ብርኪ እግሪ ሰብ ዝበፅሕ ፀሊም ዓብዪ ከምኡ እውን ገዚፍ ጫማ እንትኸዉን ኣብ ክረምቲ እዋን ጭቃ ንከይአትወካ ከምኡ እውን ማይ ንከይአትወካ እግርኻ ዝከላኸል ዓይነት ጠቃሚ ጫማ እዩ ።

እዚ ሽሙ ሓበሻ ዝበሃል ናይ ኣልኮል ትሕዝቶ ዘለዎ መስተ እንትከዉን ኣብ ዉሽጡ ድማ ክትሰዮ ናይ መርዚ ዓይነት ትሕዝቶ ኣለዎ ብበዝሒ እንድሕር ሰትካዮ ናይ ምስካር ባህሪ ዘለዎ መስተ እዩ ።

እዛ ጓል ኣንስተይቲ ካብ መዓንጣኣ ንታሕቲ ሙሉእ ክዳን ምግባራ ብጣዕሚ እዩ ደስ ዝብልን ናይቲ ባህሊ ስለዝግለፅ ኣከዳድና ገይራ ምበልኩ ግን ድማ ካብ መዓንጣኣ ንላዕሊ ነብሳ ዘርኢ ክዳን ስለ ዝኾነ ባህልና ዘይገልፅ ኣፀያፊ ክዳን ኢለዮ ኣለኹ፡፡

እዚ ነዊሕ ዕድመ ዘቁፀረ ዝመስል ዘርኢ ፎቶ ናይ ዝተፈላለዩ ማሕበረሰባት ትግርይ እንትኸውን ንኽትሪኦ ደስ ዝብልን ፉሉይ ተዘክሮታት ዘለዎን ዘርኢ ምስሊ እዩ፡፡

እዚኣ ዝተፈላለያ ዓይነታት ዝወደቃ ማለት ዝተገምጠላ መኻይን ከምኡ እውን ሓደ አቕሓ ካብ ትሑት ቦታ ናብ በሪኽ ቦታ ንምውፃእ ትጠቅም ዘመናዊት መሳርሒ እያ።

እዚ ደሰ ዝይብልን ሕማቕ ነገረን ዝተፋላለዩ ዓይነት ኣሕምልትን ፍረምረን ኣብ ዘጋምባ ተሰጥሖም ኣብ ወሰን ፅረግያ ይርክቡ፡፡ እዝኦሞ ድማ ፃሓይን ንፋስን ይረኽቦም ስለዝኾነ ዝረአና ንጥዕና ተስማዕማዕቲ ኣይኮኑን፡፡

እዝ ሓደ ናይ ኣውስትራልያ ዜጋ እንትኸውን ሙሴኽሬም ኮይኑ ምስ ርስያ እንትዋግዕ ብናይ ሩስያ ን ዘክልኻል ሃገር ተማሪሑ ዝተወሰደ እዩ ሃገር ኣውስትራልያ ድማ ናይ ዜጋ ይድንነት የተሓሳስብን እዩ ኢሉ።

ብተዓሜ ኃይነኻባት ሪእኦም ደስ ዝሉ ዝተፈላለ ይ ዓይነት ኣኅምልቲ እም ፍራምርን እትኾኑ ከም ካሮት ኾሚገሬ ፃዕዳሽ ጕርቲ ዘመሳሰሉ ደስ ዘሉ ፍራምረ ይርከብዎም።

ሓደ ናይ ኢትዮጵያ ባዓል ስልጣንን ሓደ ኢትዮጵያዊ ዜጋ ሃገሩ ኢትዮጵያ ንዓለም ከፋልጡ ይግባእ እንዳበለ ኣብ ሓደ መድረኽ ወፂኡ እናተዛረበ ይርከብ፡፡

ብጣዕሚ ደስዝብል ነገር ኽልተ ሰብኣይን ሰበይትን ምስ ሓደ ወድን ጓልን ኽልተ ደቁም ማለት እዩ ድስ ዝብል ናይኢቲዮያ ኣከዳድና ብምኽዳን ደው ኢሎም ይርከዉ።

እዚ ዝተፈላለዮ ዓይነት ኣትክልቲን ፍረምረን እና ናይ ኣትክልቲን ፍረምረን ፁማቕ ዘሽየጠሉ ዓይነት ዓብዪ ሽቐጣ ሸቐጥ ኮይኑ ብርክት ዝበለ ሰብ ድማ ኣብቲ ውሽጢ እንዳ ሸቐጣ ሸቐጥ ይርከብ።

ዞም መንእሰያት ሓደ ናይ መርበ ብዕሶም ጻውቲ ሜዳ ከይቦም መር ብዕሱም ናተጻውቱ ይርከቡ ብዙኃት ደገፍቲ ድመኣ ብዂሉ ወገን ከይዮምም ናታዓዘቡ ይርከቡ።

እዙይ ካብ ገመድ ዝተሠርሐ መንጠልጥሊ ኣቝሑት እንትኸዉን ኣብ ዕዳጋ ከይድና ዝተፈላለዩ ዓይነት ኣቝሑት ገዚእና ኣብ ወሽጡ ጠርኒፍና እንጠልጢልና ንምውሳድ ዝሕግዝ መሳርሒ እዩ።

እዙ ኣብ ከተማዲሰ ኣተኻይደ ዓብዪ ጕ ኾይኑ ቊትሮም ዙኅ ዘበሉ ተቐደምቲ ድማ ጐጽሎዋይ ዕብሪ ዝዓይኒ ጥኽዳ እንተ ኸዲኖም ውጅለት ኣኪዎም ረጃን መሓዝ እናተቕዳደሙ ይርከቡ::

በዝኅም ብርክት በለ ብዙሓት ሰብ ሥልጣን ኢቲጴያ ኣሓዳ ዓብዪ ኣዳራሽ ተኣኪዎም መድረኽ እንዳካያዱን እንዳተ መያ የጡን ይረከቡ ተዳራሽ ድማ ንኽትሪእዋዕ እዙይ ደስብል ብዘፈላለይ ዕነትመብራቲ ዝተመላኽዐ እዩ።

እዙ ሓደ ናይ ኢቲኦጴያ ፍሉጥ ደራፋይ ምስ ሰበይቱ እና ምስክል ተደቅዉን ትኸውን ፤ኣብ ጐኖ ድማ ሓደ ጸልም ከልይ ደው ኢሉ ይርከብ። እዚኦም ባሃለዉን ክበምን እንዳ ኣገለሱ ይርከቡ።

ብኽትኦ ብጥዓሚ ደስ ነገር ኣቡና ፈሊሑ ፈናጀልተር ኢሉ መሶው ድማ ፋንዲሻ ፈንዲሹ ኰታስ ደስ ዙል መዓሪቡ ናይቝወት ገዛ ንሪእዮ ኣለና።

እዚአን ኣብ ገማገም ባሕሪ ኣፊሪካ ነበርቲ እትኻዊ ካፍኹስ ዘበለየ ኣብ ማይክንሳፈፍ ዘኽእል ዕንጨቲ ጸሪቦም ጃለዋ ሰሪሖም ኣዓሳን ምዝፍ ዘትቐምሉ ዓይንት መሠርሕ እዩ።

ኣብ ሓደ ወሰን ከተማ ዝርከቡ ክልተ ደብሪ ገዛውቲ ኣለዉ እቲ ቐዳማይ ደብሪ ቤት ምግብን መስተን ከም ዝኾነ እቲ ኻልእዋይ ደብሪ ድማ ናይ ፀወታ መጻወቲ ገዛ ኸም ዝኾነ ዝሕብር መፍለጥቲ ኣብ ልዕሊ እቲ በሪ ገዛ ኣሎ።

ሓዳሽ ብጣዕሜ እትገረምን ውፅኢታዊትን ናይ ዓሲድ ከምውን ናይ ዘብጣ መሣት እምትኸውን እኽሊ በዕላ ዓሲዳ በዕላ ዘብጣ በዕላ ድማ ኣዝርያ ናብ ጐትራ እትምልእ ምሳርት እያ።

ዚኦም ካልዑንጸትን ውፅድ ዕንጸትም ዝተሠርሑ ተሠሓብቲ ሳንድቓት እንተኾኑ ኣቝዐትንመቕመጢ ዝተፈረለዮ ኣይነት ኽዳውንቲን ምዕመጢ ይጠቕሙና።

እቲ ንኽትርእያ ደስ እትብል ጐርዞ ኣብ ሓደ ቀልቀል ሩባ ዝተፈላለየ ዓይነት ኅብሪ ዘለዎኽዳን ተኸዲና ኮፊላ ንሓደ መንጫዕ ሽዕታ ማይ እንዳጠመተት ትርከብ።

እዚአን ናይ ሃገረ ኢትዮጵያ ና ናይ ሃገረ ኣሜሪካ ባንዲራታት እንተኾና ናይ ኢትዮጵያን ኣሜሪካን ሓድነት ብዝገልፅ መንገዲ ክልቲአን ጐነ ንጎኒ ደው ኢለን ተሓላሊኸን ይርከባ

ብጥዓሚ ደስ ዝብሉ ምግብታት እዚኦም ኣውሽጦም ናይ ቕብኣት ሕስቶ ዘለዎም ኣይነት ተኽልታት እንተኾኑ እዚኦም ትምገብ ናይ ሰውነትና ስብሕን ቅብኣትን ይውስኽ።

እዙ ቀዳዊይ መድስተር ኢቲጴያ ዝነበራና ብሥልጣኑ ዝለዓባይ ኃይሊ ማርያም ድሰለን እንተዉን ኣብ ሓደ መድረኽ ወፂኡ ተኾና ደቃ እንስሴ ድማ ኣፍቲ መድረኽ እድኅሪ እንቲ ሰቓ ሥድማንትሃድን ዘርእኢ ምስሊ እዩ።

እዙይ ኣብ ብሂረሰብ ሲዳማ ዘርከብ ናይ ሓርማዝ ዓይነት ቅርፂ ዘለዎ ብሰዓዱ ዘተሥርሐ ዓብዪዪ ገዛ እንተኸዉን ኣብ ጥቃ እቲ ገዛ ድማ ሰፊሕ ገፊሕ ቆፅሊ ዘለዎ ተክልታት ይርከቡ።

ዝምተ መሃራ እዚኦም ኣብ ሓደ ኽላስ ተምሳሳ ዓይነትገራነ ማለትዉን ብጨልዓለዋይና ሰማይዊ ታሓቱ ዘዓይነት ኲዳን ገይሮም ንንዕሎም እንዳተራዳድኡን ናትማይየጡን ይርክቡ::

እዙ ኣ በሪ ናይ ኢቲጴያ ጐአ እግዚኣብሔር በተክርስያን ተለጢፉ ዝርከብ ምፋለጦ ኾይኑ ነዝምፊ መፋለጥ ምንባዊ ድማ ናይ ኢቲጴያ ጐኤ እግዚኣብሔር በተክርስያን ኣውቲቦታ ንሱ ኸም ዝርከብ ምፍራጥ የሕግዘና።

እዙ ኣብ ርእሲ ገዝኡ ሰሚራ ናይ ምኪና ኣቝዐት መልዋወጡ ዝብል ሽቐጣ ሽቐጠ መፋለት ይወርኣት ዘለጠፈን ትኸዉነ ናይ መኪና ኣቝዓት ዘለዋወጠሉ ወታ ኣምዃኑ የኅብር።

እዙ ኣብ ሓበይቲ ኸተማታት ዘርከብ ንልዕጊ ንዊሕ ዘበለ ቑመት ዘለዎ እዙይ ብሓባር ዘነብረሉ ዓይነት መንበረ ኾይኑ ኣብዚ ሕዚ እዋን ድማ ንምሥርሒ ዂንምግሡ ኣዙይ ኣሸጋሪ ዓይነት ገዛ እዩ።

እዙ ናይ ባህሊ ኣቝሐት መሸቲ ሽቐጣሽቐት እንትኸዉን ኣብ ዉሽቲ ድማ ዘተፈላል ኣሒነት መሶባት ጭእራዋጥታት መሥረፈትን ካልኦት ንባሃልና ዘገልቱ ኣቝሑታትን ይርከብ።

ኣብዚ ቦታ እዙይ ብዓል ሰለስተ እግሪ ተሽከርካሪትን ሓደ መንእሰይን ኣለዉ እቲ ኸባቢ ድማ ብዙሓት ነዋሕቲ ዓይነት ህንጻታት ዘይብሉ ናይ ቐደም ዓይነት ህንጻ ዘለዎ ዓይነት ቦታ እዩ

ላዕለዋይ መራሒ ኢትዮጵያ ኣብይ አሕመድ ምስ ወይዘሮ ኣዳንች ኣበቤ ዝተብሃት ናይ አዲስ አበባ አመሓዳሪት ኣብ ሓደ መድረክ ተራኪቦም መግለፂ ሂቦም።

እዙ ብኽልቲ ወገነ መዉዂዓዓት ዘለዎ ኲልቲወ ምቈተል ንኽእል ዓይነት መሴይርሕኾይኑን ኲዕትና ገደባን ምግዳብ የምንን ምስንቃለ ወይ ድማ ኲዒትና ወርቅን ዉጻእ እምትቀመሉ ምፋድሕ እዩ ።

እዚኦም ዝተፈራልዑ ዓይነት ናይ ጐኃፍ ሥራትኛትን ጐሃፍሓፍቲ ማሽናትን ተኾኑ ገሊኦም ድዳግመይ ሥራሕ ዝበዕሉ ገሊኦም ድማ መጨረሻ ጊዕ ዝጐሓፍ ብዓይኒት እዮም።

ብርክት ዝበሉ ምክልካል ሃገር ሠራዊት ኣብ ኣርብዓ እግርንተሽከርከርቲ ኅብረን ናብ ቈጽሊ ዓይነት ዘምሰላ ተሽከርከርቲ ተፃዒኖም ካብቦታ ናቦታ ይንቀሣቀሱ ኣለዉ።

እዚኦም ግልጽ ዝኾኑ ዓይነት መስተይ ማይ ብጭ ኽታ ተኾይኖም ተገዚኦም ኣብ ጠረብ ዒዛ ኾፍ ዩሉ እምበር ሰእ ንበሰይ ማይ ዘይ ተቖመሎም ኃይነታኽ ብሚ ስለ ዝኾኑ ተዘይተበፁ ይምክር።

እዙ ናይ ገጽ መራንፊ ሥጋን ከጥፍእ ዝኽእሉ መድሓኒታት ዝሽውየጠሉ ሸቐጣ ሸቐጥ ዝዘርገሕዎ ዓይነት መፋለጢ ኾይኑ ሸቐጣ ሽቀጦም ኣባየናይ ኣንፈትን ቦታን ከም ዝርከብ ተገልገልቲ በቐሊሉ ንኽፈልጡ ይሕግዝ

ዛጓል ኣነስተይቲ ብናይ ኢቲዮጵያ ባሕሊ ዘተኸደነኽዳን ዝተጠለፈ ጥልፊ ተኸዲና ኣብ ሓምለዋይ ቦታ ዝወዝሖ እናሠዕሰዐት ትርከብ ሠዕስዐት ናይ ኢቲዮጵያ ናይ ባህልና መግለፂ ሱለ ዝኾነ ደስ ይብለኒ።

እዙ ውስጢት ኣትክልትን ፍራምረን ዘየጠሉ እንዳፍራምረ መሸጢ ሸቓጥሽቓ ጥንትኸውን ኣብ ውሽት ድማን ፍትርእኦም እዚም ደስዝሉ ፍራምረ ዝኃዘ እዩ::

እዙ ስሙ ኅብረት ኢሉ ዝሰሜይ ባንኪ ዘውፅኦ መግለጺ ናይ ጨረታ እንተኸውን ናይ ጨረታ ቝሥሪ ኸምውን ናይ ጨረታ መፋለጢ ኣውሽጡ ዝኃዘ እዩ።

እዚኦም ዘተላለዩ ዓይነት ኣትክልትን ተረምረን ኮይኖም ገሊኦም ቀሊጥካ ዝብልዑ ዓይነታት ምግምንቲ ኾኑ ገሊኦም ድማ ብኻራ ምቲርካ ዘብሉዑ ዓይነት ኣትክልትታት እዮም።

እዙ ንኽትሪዮ ደስ ዝብል ብዓልክሊተ ደብሪ ገዛ ኾይኑ ኣብ ርዕሊ ወርቁር ዝትኸድነ ኣብ ጐኑ ድማ ብስዕዳቕዓላም ዝተቐብአ ኾይኑ መዝኳያት እትገዛ ድማ ብስሊም ቤትሮ ዝተገጠመ እዩ።

ብጣዕሚ ደስ ልብል ናይ ኣዴታትና ህርኩት ሥራሕን ተዓዋታይነትን ዝገልጽ ማንነት እዛ ሰበይቲ እዘኣ ብዝተፈልለዩ ዓይነት ጐቦታት እናዘረት ኣብቲ ዓበይቲ ጐቦታት ትምስክር ኣላ።

እዚኦም ኣብ ብሔ ርሰብ ሮሞ ዝርከቡ ማሕበረ ሰብ ኮይኖም ነተዓዶም ዘገልጽ ባሃሊ ብምግባር ኣብ ሪ ሰዉ ንማ ሻሻት እቲ ባህለ ዘገልጽኒንጥምጠም ብዓል ናኸሪ ይርከዉ::

እዙይ ኣወፃኢ ዓዲ ሓያላት ሃገራት ዓለም ዝመሕዝኦ ዓይነት ሓያል ምሳርሒ ናይ ኲናት እንትኸዉን ብፍላይ ድማ ኣሜሪካ ፣ሰሜንኮርያ ፣ኸምኡ ሩስያ ዝኃያል ዘመዓበልኦ ዓይነት መድፍዕ ዓዲ ዝኾነ ምሳርሕ እዩ።

እዛ ሓንቲት ጐርዞ ንገስ ማዳ ዘጥፍእ ኣምውን ፈሰጋ ዘጥፍ ዓይነት ምድኃኒት ኣልኢዳ ብኽልተ ዓይነት ዕርጢ ዘቀራባኂዛ ግዙ እናብለት እንዳፈት ትርከብ።

ዞም ሰባት ኣብ ሓደ ኸተማ ምህርቶም ዘርጊሖም እንዳሻጡ ይርከዉት ምህርቶም ድማ መጽለል ስለ ዘይብሉ ንጻሕሕይንን እንፋስን ዝተቓልዕ እዩ ፀሒ ዝወቓዕ ምብ ድማ ንጠና ተስማዕማዒ ኣይኮነን።

ደስስ ዝብል ነገር ሓንቲት ሰበይቲ ጸጉራ ብፊስታል ሸፊና ኣብ ሓደ ምግቢ መዳለዊ ገዛ ዝተፈላለዩ ዓይነት ፀብሒታት ብሓደ እንዳሠርሐት እትርከብ።

ዝኦም ዝተፈላ ለየውዓይነት ምፍዳን ሓጺግና ምጽሪ የምጥቀምሩሎም ሳሙናታት እንትኾኑ ኣብ ሓደ እንዳሽቐጣሽቐ ትገዛ ድማ ብፅሬትን ንስፈትን ተቐሚጠም ይርከዉ።

እቲ ካብ መራሕቲ ጶሎቲካ ኢቲዮብያ ሓደ እንትኸውን ኣነ ድማ መራኃቲ ጶሎቲካ ኢቲጴያ ካብ ዝሰልኦምን ብጥዓሚ ዝፍንፍኖምን ዓይነት መራሕቲእኦ ምኽንያቱ ኢቲብያ ናብዙቲ ዘይተደልየ ቐውሲዘተ መራሕቲ ስለ ዝኾን።

እዚኦም ዝተፈላለዮ ዓይነት ንጥረ ነገራት ተሓዊስወም ክዳንዳን ምሕጻብ ዝተዘጋጀዉ ዓይነት ፈሰስቲ ሳምና እንተኾኑ ክዳን ብኣግባቡ ምጽራይን ብደምቢ ምሕጻብን ዝጠቅሙ ዓይነት መሕፀቢ ሰዊነታት እዮም።

ኣብ ሓደ መእኸል ከተማ ብዙርያ ምለሽ እሚ ተነድዋ ብሓጽር ንተ ሓጺራ ናይ መስቀል ቅርቲ ዘለዋ ብኃፂን ዘተሠሐ ቦታ ኣብ ሓደ መእኸል ከተማ ኣደባይ ተተሂሉ ይርከብ።

እዚኣ ዕድማያ ካብ ኢሳን ኃምሽን ክሳብ ሠንሓምሽን እትኸውን መልካአኛ ውርዘንተዉን ቅኖ ድማ ሓደ ረጕድ ሓደ ድማ ደግቕ ብትሎምዶ ኣልዋሶን ነቐናንጽው ዓይነት ቅኖ ዘተቖነነት እያ።

እዙ ኣብ ክፊል ዓለም ይሮፓ ሃገር ኢንግሊዝ ዝርከቡ ጋንታታት ዝፃወትሉ መዓልትን ሰዓትን ዝገልጽ መፋለጥ እትኸውን ኅረድ ጋንታታት መዓዝ ሰዓት ከምዝፃዋታ ዝገልጽ መብረታት ተረቲፉ ይርከብ።

ሓደ ሰብኣይ ንም ህርትታቱ ኣብ ክሻ ዘርጊሑ ኣብ ወሰን ጽርግያ እንዳሸጠ ይርከብ ኣብ ጐኑ ድማ ዘተፈላለዓነት ለሚን ጕዕ እናሃል ዝኃዙ ሸቕጣ ሸቕታት ይርከቡ።

እዙ ንመሓዙ ቅልል ዝበለ መጠርነፍ ኽዳውንቲ እንትኸዉን ኽዳዉንትና ጠርኒፍና ካብ ቦታ ናብ ቦታ ንምንቅስቃስ፣ ወረቃቕቲ ከም እውን ገንዘብ ሒዝናን ካብ ቦታ ናብ ቦታ ንምንቅስቃስ ዘገልግል መሳርሒ እዩ።